ሱፐርማርኬት ማለት ዝተፈላለዩ ስራሕ ንምስራሕ ንጥቀመሉ አቁሑት ብበዝሒ ዘጠቃልል እዪ አብ ሱፐርማርኬት ዝጠቃለሉ አቁሑት እንታይ እንታይ እዮም?

መሰረታዊ ግልጋሎት ዝባሃሉ ሓደ ሰብ ሂወቱ ንኽመርሕ ብጥዕና ንኽነብርን ብቐዳምነት ዘድልይዎ ነገራት እዮም። እዞም ነገራት እዚኣቶም እንተሲእኑ ሂወቱ ኣብ ሓደጋ ክወድቕ ይኽእል። መሰረታዊ ግልጋሎት ዝባሃሉ እንታይ እንታይ እዮም?

ጥበብን ባህልን ማለት ሓደ ሕብረተሰብ ዝተፈላለዩ ስራሕቲ ንምስራሕ ዘለዎ ክእለትን ፍልጠትን ጥበብ እንትበሃል እቲ ሕብረተሰብ ዝኽተሎም ዝተፈላለዩ ስርዓታት ድማ ባህሊ ይበሃሉ። ጥበብን ባህልን ዘለዎም ርክብ እንታይ እዩ?

ስራሕ ማለት ብሂወት ንምንባር ዘድልዩና ዝተፈላለዩ ማሰረታዊ ድልየታትና ንምምላእ፤ ዝተማለአ ጥዕና ንክህልወናን ፤ ዝተፈላለዩ ስራሕቲ ክንሰርሕ ይግበአና፡፡ ንኣብነት እንይታ እንታይ ዓይነት ስራሕ ክንሰርሕ ንኽእል?

ሓንቲ ሃገር ወይ ዝኮነ ትካል ዝጥቀሞ ብሕታዊ ዝኮነ ብህዝቢ ዝፍለጠሉ ናይ በይኑ መፉለይ መንነት ባንዴራ ይበሃል ።ባንዴራ ብምህላዎም ዝረክብዎ ጥቅምታት እንታይ እንታይ እዮም?

ተፈለጥቲ ሰባት ማለት ኣብ ዝተዋፈሩዎ ዓውደ ስራሕ ብዝግባእ ሰሪሖም ፅቡቕ ውፅኢት ብምምዝጋብ ብዙሕ ህዝቢ ዝፈልጦም ሰባት ማለት እዮም። ተፈላጢ ሰብ ንሙዃን እንታይ ምግባር የድሊ?

ሕጊ አኽበርቲ ማለት ሕብረተሰብ ንክማሓደረሎም ዝወፁ ሕግታት ተግባራዊ ንምግባር አብቲ ሕብረተሰብ ሰላምን ፀጥታን ንክህሉ ሕብረተሰብ መሰሉ ተኸቢርሉ ንኽነብር ዝሰርሑ አካላት እዬም። ሕጊ አኽበርቲ ዝበሃሉ አካላት እንመን እዩም?

ትምህርቲ ማለት ቅድሚ ሕዚ ዘይፈለጥናዮም ነገራት ምፍላጥ ፣ዘይንክሎም ነገር ዝነበርና ምኽኣል፣ ዝተሰሓሓትናሎም ነገራት ስሕተትና ኣስተኻኺልና ኣብ ጥቅሚ ምውዓልን ሓደሽቲ ነገራት ምምሃዝን የጠቃልል። ትምርቲ ካበይ ካበይ ክረኽቦ ንኽእል?

መፅሓፍትን ጋዜጣን ማለት ናብ ህዝቢ ክበፅሕ ዝተደለየ ትህምርቲ ወይ ሓበሬታ ብመልክዕ ወረቀት ተዳልዩ ተፃሒፉን ናብ ህዝቢ እንተቀርብ መፅሓፍትን ጋዜጣን ምባል ይካኣል። ኣብ ምሕታም መፅሓፍን ጋዜጣን ዝሰርሕ ሰብ እንታይ ተባሂሉ ይፅዋዕ?

ኣትክልትን ኣሕመልትን እንብሎም ብዝተፈላለዪ መልክዕ ተሰሪሖም ንምግብነት ጥቅሚ ዝዉዕሉ ተክልታት እዮም። ንአብነት ቆስጣ ሰላጣ ሓምሊ ምጥቃስ ይከኣል። አትክልትን አሕምልትን ንሰዉነትና እንታይ እንታይ ጥቅሚ ክህቡና ይኽእሉ።

ሕርሻን ግብርናን ማለት ዝተፈላልዩ ንወዲሰብ ጠቀምቲ ዝኮኑ ምህርትታት ዝራእትን ተክልታትን እነፍርየሉ እነልመዐሉ ከይዲ እዩ። ሕር እዞም ዝራእቲ እዚኣቶም ዝዝርእሉ ቦታ እንታይ ተባሂሉ ይጽዋዕ?

ትምህርቲ ማለት ቅድሚ ሐዚ ዘይፈለጥናዮም ነገራት ምፍላጥ፤ ዘይከአልናዮም ነገራት ምክአል፤ ዝተሰሓሓትናሎም ነገራት ድማ አስተካኪልና አብ ጥቅሚ ምውዓልን ሓደሽቲ ነገራት ምምሃዝን የጠቃልል። ትምህርቲ ብከመይ መልክዕ ይወሃብ?

ኣርማ ማለት ትካላት ናይ ባዕሎም ብሕታዊ ዝኮነ መፍለይ መንነት ብኩሉ ህዝቢ ዝፍለጥሉ ምልክት ማለት እዩ። ኣርማ ብምህላዎም እንታይ እንታይ ጥቅሚ ክረክቡ ይክእሉ?

ከም መፅለሊ ካብ ዝተፈላልዩ ጉድኣታት ከም ቁሪ፣ ፀሓይ፣ ንፋስ ዝበሉ ነገራት ዝከላኸለልና አብ ስራሕትና ነዕርፈሉ ምግብና እንሰርሐሉ ንጥቀመሉን ገዛ መንበሪ ገዛ ይበሃል። ክንደይ ዓይነት ገዛዉቲ አለዉ?

መፅሓፍትን ጋዜጣን ንማለት ዝተፈላለየ ትምህርትን ሓድሽ ሓበሬታን ናብ ሕብረተሰብ ብምብፃሕ ብመልክዕ ወረቀት ዝተዳለዉ ፅሑፋት እዮም ።መፅሓፍተን ጋዜጣን ዘዳሉ ኣካል መን ይበሃል?

ስፖር ማርኬት ኣቑሑት ዝባሃል ዝተፈላለየ ስራሕቲ ንምስራሕ ዝጥቀመሎም ዝተፈላለዩ ዓይነታት ኣቑሑት ኣጠቃሊሉ ዝሓዘ እዩ፡፡ ንኣብነት ኣቑሑት ገዛ ምጥቃስ ይካኣል፡፡ አብ ሱፖር ማርኬት ዝርከቡ ኣቑሑት እንታይ እንታይ እዮም?

ስፖርት ማለት ብጉጅለ ወይ ከዓ ብውልቀ ዝካየድ ናይ ባዕሉ ስርዓት ዘለዎ ንጥዕና፣ ንጥንካረ ኣካላት፣ ንመዘናጊዒ ዝጠቅመና ፀወታ ውድድር እዩ። ክንደይ ዓይነት ስፖርታዊ ፀወታታት አለው?

ዝተፈላለዩ ፅሑፋት ንምድላው ንጥቀመሉ መሳርሕታት ፅሕፈት መሳርሒ ይባሃሉ ።ፅሒፍና ዝፀሓፍናዮ ነጥፍኦ እንኽእል መሳርሒ እንታይ ይባሃል?

ኣርማ ማለት ትካላት ዝጥቀምሉ ዝኮነ ሰብ እቲ ኣርማ ብምርኣይ ምእንቲ ክፈልጦም ዝጥቀምሉ ናይ ባዕሎም ብሕታዊ ዝኮነ መፍለይ መንነቶም ምልክት እዩ፡፡ ኣርማ ንምንታይ ይጠቅም?

መጋየፂ ማለት ሓደ ነገር ደስ ዝብል ንዓይኒ ሰሓባይ ማራኪ ዝኮነ ፅባቐ ንክህልዎ ንምግባር ንጥቀመሎም ዝትፈላለዩ ፉሉያት ፅቡቋት ዝኮኑ መመላኪዒታት እዮም፡፡ መጋየፂ ዝባሃሉ እንታይ እንታይ ምጥቃስ ይካኣል?

ምግብታት ንብሎም ብሂወት ንምንባር ኣገደስቲ ዝኮኑ ነገራት ኣካላትና ንምነቅስቃስ ዝተፈላለዩ ስርሓቲ ንምስራሕ ዘክእሉና ሓይሊ ዝህቡና ሕማም ዝከላከሉልና ዝቡልዑ ንጥረ ነገራት እዮም ።እንታይ እንታይ ዓይነት ምግቢ ምጥቃስ ይካኣል?

መሰረታዊ ግልጋሎት ማለት ሓደ ሰብ ወይ ማሕበረሰብ ሂወቱ ንክመርሕ ብጥዕና ንክነብርን መሰረታዊ ሰብኣዊ ክብሩ ንክሕሉን ብቀዳምነት ዘድልዩዎ ነገራት እዮም፡፡ እዞም መሰረታዊ ግልጋሎታት እንተጎዲሎም ሂወት ሰብ ኣብ ሓደጋ ይወድቅ፡፡ መሰረታዊ ግልጋሎት ዝበሃሉ እንታይ እንታይ እዮም?

ሙዚቃ ማለት ንመዘናጊዒ ወይ ዝተፈላለዩ መልእክትታት ንምምሕልላፍ ወይ ትምህርቲ ንምሃብ ስርዓት ብዘለዎ መንገዲ ሰብ ሞያ ተቐዲሑ ዝዝርጋሕ ድምፂ ወይ ደርፊ እዩ፡፡ ሙዚቃ ዝሰርሕ ሰብ እንታይ ተባሂሉ ይፅዋዕ?

መሰራታዊ ልምዓት ማለት ንቁጠባዊን ማሕበራዊን ዕብየት ሓንቲ ሃገር ወይ ከባቢ ከም መሰረት ኮይኖም ዘገልግሉ ኣገደስቲ ትካላትን ኣገልግሎታትን እዮም። ንቅልጡፍ ልማዓት ዝሕግዙ መሰረታዊ ነገራት እዮም። መሰረታዊ ልምዓት ዝበህሉ እንመን እዮም?

ትምህርቲ ማለት ዘይንፈልጦም ዝነበርና ዝተፈላለዩ ሓደሽቲ ነገራት ምፍላጥ ዝነበሩ ጌጋታት ምስትክካል ሓደሽቲ ሙህዞታት ምምሃዝ ማለት እዩ፡፡ ትምህርቲ ብምምሃርና እንረክቦም ረብሓታት እንታይ እንታይ እዮም?

መፃሕፍትን ጋዜጣን ማለት ዝተፈላለዩ ትምህርትታት ዝተፈላለዩ ሓደሽቲ ሓበሬታታትን ናብ ህዝቢ ናብ ሕብረተሰብ ንምብፃሕ እንጥቀመሉ ብመልክዕ ወረቀት ዝተዳለወ ፅሑፍ እዩ፡፡ መፃሕፍትን ጋዜጣን ዝፅሕፍ ኣካል መን እዩ?

መፋለጢ ማለት ህዝቢ ክፈልጠልና ዝደለናዮ ሓዱሽ ነገር ወይ ሓዱሽ ምህርቲ ብዝተፈላለዩ መርበባት ሓበሬታ ናብ ህዝቢ እነመሓላልፎ ሓዱሽ ሓበሬታ እዩ። መፋለጢ ብከመይ ክዳሎ ይኽእል?

ስራሕ ማለት ብሂወት ንምንባር ዘድልዩና መሰረታዊ ድሌየታት ንምምላእ ክንበፅሖ ዝደለናዮ ዓላም ንክንበፅሕ እንሰርሖ ስራሕ እዩ። ክንደይ ዓይነታት ስራሕ ኣለው?

ስፖር ማርኬት ማለት ዝተፈላለዩ ስራሕቲ ንምስራሕ ዝጠቅሙና ዝተፈላለዩ ዓይነታት ኣቑሑት ኣጠቓሊሉ ዝሓዘ ማለት እዩ። ኣብ ስፖር ማርኬት ዘይርከቡኣቑሑታት እንታይ እንታይ ኣለው?

ስፖርት ማለት ንኣካልዊ ጥንካረ ፣ንመዘናግዒ ፣ ንጥዕና ፣ከምኡ እዉን ንዝተፈላለዩ ዉድድር ተባሂሉ ብዉልቀ ወይ ብጉጅለ ዝካየድ ስርዓት ዘለዎ ኣካላዊ ምንቅስቃስ ወይ ፀወታ እዩ። እንታይ እንታይ ዓይነት ስፖርቲ ኣለዉ ?

ሙዚቃ ማለት ንመዘናግዒ ወይ ንዝተፈላለየ መልእክቲ ንምምሕልላፍ ስርዓት ብዘለዎ መንገዲ ብሰብ ሞያ ተቀዲሑ ዝዝርጋሕ ድምፂ ወይ ደርፊ እዩ ሙዚቃ ዝሰርሕ ሰብ ታይ ተባሂሉ ይፅዋዕ?

መስተታት ማለት ንኸይዲ ስርዓተ ምሕቓቕ ምግቢ ከምኡ እውን ሰውነት ንከይደርቕ ከም መለስለሲ ዝጠቅሙ ከም ማይ ፣ኣልኮላዊ መስተ ፣ልስሉስ መስተ ዝበሉ እዮም። ቢራ ኣብ እንታይ ዓይነት መስተ ይምደብ?

ተፈለጥቲ ሰባት ዝበሃሉ ኣብ ዝተዋፈረሉ ዓዉደ ስራሕ ፅቡቅ ዝኮነ ዉፅኢት ብምምዝጋብን ዕዉታት ብምዃንን ብዙሕ ህዝቢ ዝፈልጦም ሰባት እዮም ካብዞም ተፈለጥቲ ንብሎም ሰባት ሓደ ንምኻን እንታይ እንታይ ምግባር የድሊ ?

አብ ገዛ ዝተፈላለዩ ዓይነታት ስራሕቲ ንምስራሕ እንጥቀመሎም ዝተፈላለዩ ዓይነታት ናይ ገዛ አቁሑ ይበሃሉ። አብ ቢሮ እንጥቀመሎም ዝተፈላለዩ ዓይነት አቁሑት ድማ ናይ ቢሮ አቁሑት ይበሃሉ ። ናይ ገዛ አቁሑ ዝበሃሉ እንታይ እንታይ እዩ?

መፋለጢ ማለት ንህዝቢ ክፋልጠልና ዝደለናዮ ሓዱሽ ነገር ወይ ሓዱሽ ደርፊ ብመልክዕ ወረቀት ወይ ብዝተፈላለዩ መራከብታት ናብ ህዝቢ ነመሓላልፎ ሓዱሽ ሓበሬታ እዩ። መፋለጢ ብከመይ ክዳሎ ይኽእል?

ኣትክልትን ኣሕምልትን ማለት ተኽልታት ኮይኖም ፍሪኦም ወይከዓ ቆፅሎም ብዝተፈላለየ መልክዕ ብምድላው ንምግብነት ንጥቀመሎም አትክልቲ እዮም። ቆስጣ፣ ሰላጣ፣ ሓምሊ ኣብ ምንታይ ይምደቡ?

ታሪክን ተፈጥሮን ክንብል ከለና ፍጥረታት ኣፈጣርኦምን ኣመፃፅኦምን ከመይ ከምዝነበረ ክስብ ሐዚ ብከመይ ከምዝፀንሑ ኣብ ዝሓለፉ ዓመታት ዝነበሩ ዝተፈላለዩ ክስተታት ብዝርዝር ዝነግረና ታሪክ ይበሃል ።ተፈጥሮ ማለትከ እንታይ ማለት እዩ።

?ቤት ምግብን መስተን ማለት ዘተፈላ ለየ ዓይነታት ምግብን ዝተፈላ ለይ ዓይነታት መስተን ዝረከበሉን ዝስተየሉን ገዛ ማለት እዩ ኣብ ቤት ምግብን መስተን መስተእናገድ ኾይኑ ዝሠርሕ ሰብ እንታይተውሂሊ ጽወሃናጽወሃና

ሕጊ ኣኽበርቲ ማለት ዓዲ ትመሓደረሎም ሕግታት ተግባራዊ ንምግባር ኣብቲ ንሕብረተሰብ ሰላምን ፀጥታን ንክህሉ መሰሉ ተከቢርሉ ስርሑ ንኽሰርሕ ዝገብሩ ኣካላት እዮም ሕጊ ንምኽባር ንመን ይምልከት ።

ካብ ሓደ ቦታ ናብ ካዲ ቦታ ንምውጻሕ ንምኻድ እንተቀመሎም ዝተፈራለዩ ተሽከርከርቲን ነውፁፃ እታትን ጥራንስጶርትን ተሸከርከርትን ይበሃለ። ክንድ ኣይነት ተሽከርከርት ኣለዉ?

ጥበብን ባህልን እንትንህብል ሰባት ሓደ ሠራሕ ንምሥራሕ ዘለዎን ክእለት ሜላ ዝሠርሓ ብተግባር ዝግለጥ ፍልጠት ጥበብ ኣይበሃል ። ሰባት ዘኽተልዎ ዘተፈላለየ ሥርዓት ድማ ባህል ይበሃል ባሕሊ ብኸሜንጌጸ ንኽእል?

ኣብ ገዛ ምስሰባት ተላሚድም ሓባር ዘነብሩ እንስሳት ናይ ገዛ እንስሳት ይበሃሉ ምሰባት ዘይተላመዶ ኣበርኻ ምሜንቶም ዘነብሩ እንስሳት ድማ ናይ በረኻ እንስሳት ይበሃሉ ነብሪ ኣብዪ ናይ ኣይነት እንስሳ ይምደብ?

እጽዋት ማለት ኣብ ዝተፋላለየ ቦታታት ንረኽቦም ዝተተፈላለዩ ጥቕምታት ንጥቅመሎም ዓበይቲ ተኽልታት እዮም፡፡ ንኣብነት ከም እንጨይቲ ገዛ መሣርሒ ንጥቅመኣሎም ንኽእል፡፡ እጽዋት ብበዝሕ ዝርከቡሉ ቦታ እንታይ ይበሃል?

ኣብ ሓደ ኸባቢ ብሓባር ተስማዕ ሚዑ ዘነብር ሕዝቢ ሕብረተ ሰብ እንትበህል ኣንትብ ሃደ ገዛ እለታውና ኣብ ሮኦም ብሓባድ ዘካይሉ ወለዲም ዘደቆም ድማ ስድራ ይ በሃሉ ኅብረተ ሰብ እንሥድራም ዘለዎም ኣፈላላይ እንታይ እዮ?

ሕጊ ኣኽበርቲ ማለት ሕብረተ ሰብ ዝመሃረሎም ሕግታት ተግባራዊ ንምግባር ኣብቲ ሕብረተ ሰብ ሰላምን ፀጥታን ንዂህሉ ሕብረተ ሰብ መሰሉ ንኽኽበረሉ ዝሰርሑ ኣካላት እዮም፡፡ ሕጊ ኣኽበርቲ ዝብሃሉ እንመን እዮም?

ኣብ ገዛ ምስ ደቂ ሰባት ተላሚዶም ብሓባር ዝነብሩ እንስሳት ናይ ገዛ እንስሳት ይበሃሉ፡፡ ምስ ሰባት ዘይተላመዱ ኣብ በረኻ ንበይኖም ዝነብሩ እንስሳት ድማ ናይ በረኻ እንስሳ ይበሃሉ፡፡ ናይ ገዛ እንስሳት ዝበሃሉ እንታይ እንታይ ምጥቃስ ይከኣል?

ፋሽን ማለት ቅድሚ ሕዚ ዘይነበረ ዘይጸንሐ ዘይተለመደ ቃብ ባህልን ልምድን ወፃኢ ሕዚ ጊዜ ዘምጽኦ እወናዊ ነገር ማለት እዩ ፋሽን ኣብ ባህሊ ዘለዎ ጕድኣታ እዩ።

ጫማ ማለት ደቂ ሰባት እግሮም ዝተፈላለዩ ዓይነት ጕድኣት ንኸይበጽሖም ከም መከላኸሊ ዝጥቀሙሉ ናይ እግሪ ኽዳን እዮ። ንኣብነት ዕንቅፋት ኸይወቕዖም፣ እሾክ ከይወግኦም ይከላኸለሉ። ጫማ ካብ ምንታይ ይስራሕ?

ማሽናት ማለት ጊዜናን ጕልበትናን ብምቝጣብ ዝደደናዮ ሥራሕትን ምሥራሕ ዘሕግዙና መሳረሕታት እዮም ዘተፈላሎይናይ ኂሳብ ሠራሕቲን መሥራሕ ዘሕግዘና ማሽን እንዳይብሃለ

ኣትክልትን ኃምልትን ማለት እስተፈላለ ተዂልታት ኮይኖም ገሊዮም እዮምም ገሊዮም ክዓቝፅሎም ብዘተፈላለየ መልክዕ ንምግድነት ብምድላው ንጥቆመሎም መህርታት እዮም ኣትክልትን ኣኅምልትን ክህሁና ብዂዱ ጠዉሙታት ካይንታይ እዮም።

ኤሌክትሮኒክስ ማለት ዝተፈላለዩ ስራሕቲ ንምሥራሕ ንጥቀመሎም መሣረሕታት እየን። ንኣብነት ተሌቭዥን ሓድሽቲ ሓበሬታታት ንምርካብ ንጥቀመሉ፣ እንጀራ ንምስንካት ንጥቀመሉ ኤለትሮኒክስ እንታይበሃል?

መጋየጽ ማለት ደቂ ሰባት ሰሓባይ ዝኾነ ደስ ዝብል ጽባቐን ኽህልወና ኣውስተኸላለዮ ኣካላትና ብምግባር ከምስተኸላለዩ መመላኽእታት ምጥቆምኣሎም እዩ ኣብነታት መጋየጽ ንቲይንታይ እዮም?

ምግብታት ማለት ወዲ ሰብ ብህይወት ንኽነብር ኣካላቱ ብምንስቃስ ዝተፈላለዩ ስራሕትን ኽሰርሕ ዘኽእልዎ ሓይሊ ዝኾንዎ ንጥረ ነገራት እዮም ወዲ ሰብ ምግቢ እንተዘይበሊዑ ክበፅሖ ዝኽእል ጕድኣት እንታይ እዩ?

መስተታት ማለት ሠርዓቶም ሕቓቕ ምግቢ ንምክያድን ሠውነትና ምኽድ ሥልስን ዝጠቕሙና ዘተፈላለዩ ፈሳሰት ሕስቶ ዘለዎም ነገራት እዮም ንሠውነትና ጠቐምቲ ዝኾኑ መሰታት እንታይንታይ እዮም?

በህላ ዊሕክምና ማለት ብሰይናሰዉ መጽናዕቲ ዘይትረጋገጹ ኣቐኖም ብዝግባ ዘይፍሎቱ ብተለምድወ ካሃብ ሰብ ናፍ ሰብ እናተም ሓላለፍ ሕዝሞጡ ዝተፈላለይ መድኃኒታት ምጥቃም ማለት እዩ። በህላዊሕክምና መጥቃም እንታይ ጕድኣት ከስዕልና ይኽእል?

ኣብ ገዛ ዝተፈላለዩ ሥራሕቲ ንምሥራሕ ንጥቀመሎም ንግልገለሎም ኣቝሑታት ናይ ገዛ ኣቝሑ ይበሃሉ፡፡ ኣብ ቢሮ ዝተፈላለዩ ስራሕቲ ንምስራሕ ንጥቀመሎም ኣቝሑት ድማ ናይ ቢሮ ኣቝሑ ይበሃሉ፡፡ ናይ ገዛ ኣቝሑ ዝበሃሉ እንታይ ምጥቃስ ይካኣል?

ጥበብን በህልን ዝበሃል ሰባት ሓደ ስራሕ ንምስራሕ ዘለዎም ክእለት ሜላ ኣሰራርሓ ጥበብ አንበሃል ሰባት ዝኽተልዎ ዝተፈላለየ ኽባብያዊ ሥርዓት ድማ ባህሊ የባሃል፡፡ ንኣብነት ናይ ኣከዳድና ባህሊ ምጥቃስ ይከኣል፡፡ ባህሊ ብኸመይ ክንዕቅቦ ንኽእል?

ኣብ ሓደ ኽባብ ብሓባር ዝነብር ሕዝቢ ሕብረተሰብ እትበሃል ኣብ ሓደ ገዛ ዕለታናብሮኦም ብሓባር ዘካይዱ ወለዲ ምስ ደቀም ድማ ሠድራ ብሂሎም የጽውዑ ሕብረተ ሰብ ንሥድራን ዘለዎም ዘምድና እንታይ እዮ?

ሥራሕ ማለት መሠረታዊ ድሌታታን መምላእ ዘደለናይ ዕላማን ምስኻዕ እንደርየ ጥቕሚንምርካብ እንፍጹ ሞተግባር ማለት እዩ ዝኾነ ይኹን ሥራሕ ቀድሚ ምሥራሓና ኽንገብረ ዝግብአና ነገር እንታይእሁ

ጸጉር ኣብ ርእሲ ሰብ ዝወጽእ ነገር እዩ። ርእሲ ካብ ጸሓይን ብርድን ንምጥቃዕ ይሕግዝ። እቲ ጸጉር ቀለምን ቅጥዒን ከም ሰብ ይፈልይ።

ሃይማኖት ማለት ደቂ ሰባት ምስ ፈጣሪኦም ዝራኸብሉ፣ ዝዘራረብሉ፣ ኣምልኾ ዝፍጽሙሉ መንገዲ ማለት እዩ፡፡ ናይ እምነቶም መግለፂ ዝኾኑ ስራሕቲ ዝሰርሕሉ ስርዓተ ኣምልኮ እዩ፡፡ ሃይማኖት መን ጀሚርዎ?

ዝተፈላልዮ ዓይነታት መስተ ኣለዉ። እዚኣቶም ከዓ ማይ፣ ኣልኮላዊ መስተ፣ ልሱልስ መስተ እዮም። ኣብ እዚኣቶም ንሕይወትና ኣዚኦም ጠቐምቲ ዝኾኑ መስተታት ኣየነኦም እዮም?

ኣብ ገዛ ምስ ሰባት ተላሚዶም ብሓባር ዝነብሩ እንስሳት ናይ ገዛ እንስሳት ይበሃሉ፡፡ ምስ ሰባት ዘይተላመዱ ኣብ በረኻ ንበይንቶም ዝነብሩ እንስሳት ድማ ናይ በረኻ እንስሳት ይበሃሉ፡፡ ነብሪ ኣብየንኦም እንስሳት ይምደብ?

ትምህርቲ ማለት ዘይፈልጥካዮም ሓድሽተ ነገራት ምፍላሃት ወይም ድማ ዝተጋግኻሎም ኣስተኻኺልቃ ኣብጥምኖውሓል ማለት እዮም ትምህርቲ ካበይ ካበይ ክርከብ ኽእል።

ባንዴራ ማለት ዝኾነ ዓዲ ወይትካል ብሕዚ ዝፍለጠሉ ብሕታው ዝኾነ መፍለይ መንነት ዝጥቀመሉ ምልክት እዩ ባንዴራ ምህላውን ኣይንታይ ጠቕሜ ኣለዎ

እጽዋት ማለት ኣብ ዝተፈላለዩ ቦታታት ንረኽቦም ዝተፈላለዩ ጥቅምታት ንጥቀመሎም ዓበይቲ ተኽልታት እዮም። ኣብነት ከም እንፀይቲ ገዛ መሥርሒ ንገዛ መስርሒ ኽንጥቀመሎም ንኽእል እፅዋት ብበዝሒ ዝርከቡሉ ቦታ እንታይ ተባሂሉ ይፅዋዕ?

ጕዕዞ ማለት ምንቅስቃስ ማለት እንትከውን ዝተፈላለዩ ቦታታትን መርኣይ ንገብሮ ጕዕዞ ቱሪዝም እንትባሃል ኢኮኖሚና ንምምሕያሽ ንገብሮ ጕዕዞ ድማ ስደት ይባሃል። ጕዕዞ ቱሪዝም ስደትን ርክቦም እንታይ እዩ?

ሱጰር ማርከት ኣቑሑ ማለት ዝተፈላለይ ሥራሕትን ምሥራሕ ንጥቀመሎም ኣቝሑት ብሙልኦም ዘጠቓልል እዩ ንኣብነት ኣቝሑ ገዛ ምጥቃስ ይከኣለ ኣብ ሱጰር ማርከት ክንርኾምዘይ ንኽእላቕሑ እንታይ ንታየለዉ

ናይ ገዛ ኣቝሑ ዝበሃሉ ኣብ ገዛ ዝተፈላልዩ ስራሓት ንምስራሕ ንጥቆመሎም ኣቝሑት እዮም። ንኣብነት ምግብ ንምስራሕ ኸም መተሓፃፀቢ እትቀመሎ ኣቝሑ ምጥቃስ ይከኣል። ጸብሒ ን ምስራሕ ንጥቆመሉ ናይ ገዛ ኣቕሓ እንታይ ይበሃል?

ኣብ ገዛ ዘተፈላለዩ ዓይነታት ስራሕቲ ንምስራሕ ንጥቀመሎም ኣቝሑት ናይ ገዛ ኣቝሑት እንትበሃሉ፡፡ ኣብ ቢሮ ዝተፈላለዩ ስራሕቲ ንምስራሕ ንጥቀመሎም መሳርሕታት ድማ ናይ ቢሮ ኣቝሑ ይበሃሉ፡፡ ናይ ቢሮ ኣቝሑ ዝበሃሉ እንታ እንታይ እዮም?

ጥበብን ባህልን መለት ሰባት ሓደ ሥራሕ ንምሥራሕ ዘለዎም ክእለት ነላት ሠራ ረኃ ጥበብ ኣይበሃል ሰባት ዘኽተልዎ ሥርዓት ንኣብነት ናያከዳድና ሥርዓት ነያመጋግባት ሥርዓት ድማ ባሃሊ ይበሃል ባሃሊ ብኸመይ ክንዕቅዎን ኽእል።

ሙዚቃ ማለት ኸም መዝናነይ ኣእምሮ መሕደሲ ዝጠቅም ዝተፈላለየ መልእኽቲ ዘለዎ ብስርዓት ዝተቐድሐ ድምፂ ወይ ደርፊ እዩ። ሙዚቃ ዝሰርሕ ሰብ እንታይ ተባሂሉ ይጽዋዕ?

?ኣብ ገዛ እንጠቀመሎም ኣቝሖ ናይ ገዛ ቝሑምት እብሃሉ ኣብ ቢሮ እንጠቀምሎም ኣቝሑ ድማ ናይ ቢሮ ኣቝኁ ይብሃሉ ጽሕፈት ንመጽሓፍ እንጠቀመሉ ናይ ብሮ ሣርሒ እንታይበሃል፡

ኣብ ዘተፈላ ለየኻባትታት ዝተፈላ ለየ ዓይነት ፈተፈጥሮ ኣለ ኣጓቢኹን ካብ ዘርከም ፍሊተፈጥሮ እንተየሎ።

ካብ ዝተፈላለዩ መራኽብታት ንሰምዖ ወይ ከዓ ካብ ሰባት እንረኽቦ ብዛዕባ ሕሉው ኩነታት ዝገለፅ ሓድሽ ሓበሬታ ሓድሽ ክስተት ዜና ይበሃል፡፡ ዜና ክመሕላልፈሎም ዝኽእሉ መራኽብታት ብዙሓት እዮም፡፡ ካብኣቶም እንታይ እንታይ ምጥቃስ ይከኣል?

ኣጋየጽ ማለት ጽቡቕ ሰሓባይ ዝኾነ ተርእዮኖ ኽህልወና ኸመብ መላእኽዕን እትቀመሎም ንውረታት እዮም ከንዲ ዓይነት መጋያጽታት ኣለዉ ።

ዝወነ ይኹን ሥራሕ ንምሥራሕ ኣለዉዘተደለየ ዕላምኡን ምብጻሕ እንጥቀመሉ ወይ ዘሕግዘና ንብረት ወይ ሃፍቲ መሣርሕ በሃል ክንደይ ዓይነታት መሳርሐ ኣለዉ።

ኣርማ ማለት ተካላት ዝጥቀምሉ ዝኾነ ሰብ እቲ ኣርማ ብምርኣይ ምእንቲ ኽፈልጦምን ኽግልገለሎምን ናይ ባዕሎም ዝኾነ ብሕታዊ ዝኾነ ምልክት እዩ፡፡ ኣርማ ብምህላዎም ዝረኽብዎም ጥቕምታት እንታይ እንታይ እዮም?

ዝኾነ ይኹን ሥራሕ ንመሥራሕ ዘሕግዘና ዕላማና ንምስኻዕ ዝደለናዮ ውፂአት ንምርካብ ዘሕግዘና ዝኾነ ይኹን ነገር መሳርሐ ይበሃል ጽሑፍ ንምጽሓፍ ዝጠቕመና መሣርሕእንታይብሃለ

ምስ ደቂ ሰባት ተላሚዶም ኣብ ገዛ ዝነብሩ እንስሳት ናይ ገዛ እንስሳት እንትበሃሉ ምስ ሰብ ዘይተላመዱ ኣብ በረኻ ዝነብሩ እንስሳት ድማ ናይ በረኻ እንስሳት ይበሃሉ፡፡ ካብዚኣቶም ነብሪ ኣብየናይ ዓይነት እንስሳ ይምደብ?

ጕዕዞ ማለት ንዊኅ መንገዲ መኽኣድ ማለት እዮም ቱርዝም ማለት ድማ ፈሉይን ዓይነ ሰሓባይ ዝኾነ ቐርሲ ማለት እዮም ተሓሸ መነባበሮን መንባር ዝግበር ጕዕዞ ስደት ይበሃል ካብ ቱሪስም ከንረኾም ንኽእጥኣዉመታት እንታይንተእዮ

ኣትክልትን ኣሕምልትን ማለት ብዝተፈላለየ መልክዕ ተሰሪሖም ንምግብነት ዝውዕሉ ተኽልታት እዮም፡፡ ንኣብነት ቆስጣ፣ ሠላጣ ምጥቃስ ይከኣል፡፡ ኣትክልትን ኣሕምልትን ንሰውነትና ኽህቡና ዝኽእሉ ጥቕምታት እንታይ አንታይ እዮም?

ጸጕሪ ተፈጥረ ኣውን ሰብ ሠርራሕን ብምባል ብዂልተ መልካ ንርእየን ኽእል ተፈጥረ ኣውን እብሎ ኣብዘተፈላለይ ኽል ኣካላትና ዝበቊል እንትኸውን ሰብ ሠራሕ ድማ ብዓልትና ነጣብቖ ጸጕር እዩ ጸጕሪ እንተይ ዓይነት ኅብሪ ኣለዎ?

ተራንስፖርትን ተሽከርከርትን ማለት ካብ ሓደ ቦታ ኣብ ሓደ ቦታ ንምንቂቅሰቓስ እንጥቀመሎም ተሽከርከርቲ መጓዓዚያታትን እነውፀኦ ወፃኤታትን ዝምልከት ኢዩ፡፡ ተራንስፖርትን ተሸከርከርትን ዝቆጻጸር አካል መን ይበሃል?

እስጶርት ማለት ኣካልና ንኸጥንክር ብርትዕን ኽህልወና ንገብሮ ኣካላዊ መንቀሥቓስ እዩ። ወይ ከዓ ብወልቄ ወይ ብጕጅለ ኾይንና ንገብሮ ውድድራዊ ፅወታ እዮም። እስጶርት እንታይ ጥቕሚ ኽበህና ይኽእል።

ፀጕሪ ተፈጥራኣውን ሰብ ሠራሕን ብምባል ብኽልተ መልከእ ሕንሪ እዮ ንኽእል ተፈጥሪ ኣው ጾጕሪ ኣብ ስተፈልልይኽብል ኣካላትና ዘበቁወል እንትኸውን ሠብ ሥራሕ ድማ ብዓልትና ነተኣብቖ ጸጕሪ እዩ ጾጕሪ እንተ ዓይነት ኅብሪ ክል ይኽእል?

ተፈጥሮን ኣከባብን ክንብል ክ ኣለና ኣብ ዘተፈላለዮ ኸባበታት ዘተፈላለይ ዓይነት ተፈጥሮን ረክብ ካብዚይ ኣቶም ዘተፈላለይ ዓይነታት እንስሳ ምጥቃስ ይከኣል ተፈጥሮን ኣከባብን ብኸመይ መልከእ ኽንገልጸንኽእል?

ተፈለጥቲ ሰባት ዝባሃሉ ናብ ዝተዋፈሩሉ ዓውደ ስራሕ ፅቡቕ ዝኾነ ዉፅኢታት ብምምዝጋብን ዕውት ብምዃንን ብዙሕ ህዝቢ ዝፈልጦም ሰባት እዩ፡፡ ካብቶም ተፈልጥቲ እንብሎም ሰባት ሓደ ንምዃን እንታይ አንታይ ምግባር የድልየና?

ሕንፃ እንትስራሕ መጀመርያ ብሓሳብ ተቐሪፁ ብስእሊ ኣብ ወረቐት ይሰፍር፡፡ ካብኡ እቲ ህንፃ ምስራሕ ይጅመር፡፡ ኣርክቲክቸር ንህንፃ ዘለዎ ጥቕሚ እንታይ እዮ?

ናይ ገዛ ኣቝሑ ዝብሃሉ ኣብ ገዛህንዘተፈላለይ ሥርሓቲ ንምሥራሕ ንጥቀመሎም ኣቝሑት እዮም መኣብነት ምግቢ ንምድላዊ እንጥቆመሉ ምዝተፈላለይ ኣቝሑት ምቕቃስ ይከኣለ ጸብሕ ን ምሥራሕ ንጥቀመሉ መሣርሒ እንታይበሃል

ህዝቢ ኽፈልጠልና ዝደለናዮ ሓድሽ ነገር ወይ ከዓ ሓድሽ ምህርቲ ብመልከዕ ወረቐት ወይ ብዝተፈላለዩ መራ ኽብታት ናብ ህዝቢ እነመሓላልፎ ሓድሽ ሓበሬታ መፋለጢ ይበሃል፡፡ መፋለጢ ብኸመይ ክዳሎ ይኽእል?

ኣትክልትን ኣሕምልትን እንብሎም ብዝተፈላለየ መልዕ ተሠሪሖም ንምግብነት ጥቕሚ ዝውዕሉ ተኽልታት እዮም፡፡ ኣብነት ቆስጣ ፣ሰላጣ ምጥቃስ ይካኣል፡፡ ኣትክልትን ኣሕምልትን ብሰዉነትና ክህብዎ ዝኽእል ጥቕሚ እንታይ እንታይ ምጥቃስ ይካኣል?

ጫማ ማለት ደቂ ሰባት እግሮም ካብ ዘተፋላለየ ጕድኣታት ምምክልኻል ዘተቀሙሉ ኣብ እግሮም ዝገብርዎ ናይ እግሪ ክዳን ወይ ሽፋን እዩ ጫማ ካብ ምንታይንታይ ይስራሕ

ዝኾነ ይኹን ስራሕ ንምስራሕ ንደልዮ ውፂኢት ምምርካብን ዘሕግዘና ዝኾነ ይኹይን ዓይነት ኣቓሓ መሣርሒ ይበሃል። ንስኻትኩም ከ እንታይ እንታይ ዓይነታት መሳርሒ ትጥቀሙ?

ዜና ማለት ካብ ዝተፈላለዩ መራኽብታት እንሰምዖ ወይ ካብ ሰባት እንረቦ ብዛዕባ ህለው ዂነታት ሓድሽ ሓበሬታ ሓድሽ ክስተት እዩ፡፡ ዜና ኽመሓላለፈሎም ዝኽእሉ መራኽብታት ብዙሓት እዮም፡፡ ካብኣቶም እንታይ እንታይ ምጥቃስ ይካኣል?

መፋለጢ ማለት ሕዝቢ ኽፈልጠልና ዝደለናዮ ሓድሽ ነገር ወይ ሓድሽ ምህርቲ ብመልክዕ ወረቐት ወይ ብዝተፈላለይ መራከብታት ናብ ሕዝብን ነመሓላልፎ ሓድሽ ሓብሬታ እዮ። መፋለጢ ብኸመይ ክዳሎ ይኽእል?

ሱጰር ማርከት ዉሕቡ ንዝተፈላል ኣገልግሎታት እንጠቀመሎም መሠራሕታት ነብረታቲ ገዛ ዝሓ ዝሽ የጠልድ እንኳን እዩ ኣብነታ ሱጰር ማርከት ዉሑንቲ ኣይንተየሉ?

ብሕይወት ንምንባር ዘድልና ዘተፈላለዩ መሠረታዊ ድልየታትና ንምምላእን ዝተማልአ ጥዕና ንኽህልወናን ስራሕ ኽንሠርሕ ይግብአና። ንኣብነት እንታይ እንተይ ዓይነት ስራሕ ኽንሠርሕ ንኽእህል?

ብሕላዊሕክምና ማለት ብሳይኖሳዊ መጽናዕቲ ዘይተረጋገፀ ዓኦኑ ዝግባእ ዘይፍለጥ ብልምዲን ናተ መሓላለፈ ዝመጽሕክምና እዩ ብህላው ሕክምና እንታይጕድኣት ኣለዉ።

ሓደ ሕንፃ ንኽሥራሕ ብቐዳ ምነት እቲ ሕንጻ ብሓሳብ ተቐሪጹ ኣብ ወረቐት ብመልክዕ ስእሊ እንትሰፍር ኣርክቲኬቸር ንብሎ። ሕንፃ ንምስራሕ ኣርክቴክቸር እንታይ ይጠቕመና?

ሱጰፐርማርኬት ኣቝሑ ማለት ዂሎም ዝተፈላለዮ ዓይነታት ስራሓት ንምሥራሕ ንጥቀመሎም ዝተፈላለዮ ዓይነታት ኣቝሑ ኣጠቓሊሉ ዝሓዘ እዩ፡፡ ኣብ ሱፐር ማርኬት ዘርክቡ ኣቕሑ እንታይንታይ እዮም?

ካብ ዝተፈላለዩ መራኸብታት ንሰምዖ ሓዱሽ ሓበሬታ ወይ ከዓ ካብ ሰባት ንረኽቦ ብዛዕባ ህልው ኩነታት ዝገልፅ ሓዱሽ ሓበሬታ፣ ሓዱሽ ክስተት ዜና ይበሃል፡፡ ዜና ክነመሓላልፈሎም ዝኽእሉ መራኸብታት ብዙሓት እዮም፡፡ ካብኣቶም እንታይ ምጥቃስ ይከኣል?

ስፖርት ማለት ኣካላዊ ምንቅስቃስ ንውድድር፣ ንመዘናግዒ ተብሂሉ ዝግበር ጸወታ እዩ፡፡ ስፖርት ዝተወሰኑ ስርዓት ዝኽተል ኮይኑ ብጕጅለ ወይ ከዓ ብውልቄ ኽካየድ ይኽእል፡፡ ክንደይ ዓይነት ስፖርታዊ ፀወታታት ኣለዉ?